እዛ ኣብ ምስሊ እንሪኣ ዘለና መፅሓፍ ብየማነ ግርማፅዮን ዝተፅሓፈት እንግሊዘኛ ትርጉም ትግርኛ ዘለዋ ኣምሃሪት ዝኾነት መፅሓፍ ባዕልኻ ተምሃር መፅሓፍ ዶ ትኸውን ?

እዚ እንሪኦ ዘለና ምስሊ ናይ ስራሕ ቦታ ዝተፈላለዩ ኣቁሑት ናይ ምፅጋን ዝፍፀመሉ ቦታ ስራሕ ኾይኑ ናይ ፅገና ስራሕቲ ዶ ይኸውን?

እዚ ኣብ ምስሊ እንሪኦ ዘለና ቦታ ካብ ከተማ ውፅእ ኢልካ ፅቡቕ ኣየር ዘለዎ መንፈስካ ንምሕዳስ ዘገልግል መዘናግዒ ቦታ ዶ ይኸውን?

እዛ ኣብ ምስሊ እንሪኣ ዘለና ኣባል ህወሓት ዝኾነት መንጀሪኖ እንዳተባህለት ትፍለጥ፡፡ ፈትለወርቅ ዶ ትኸውን?

እዙይ ኣብ ምስሊ እንርእዮ ዘለና ዓይነት መመላክዒ ንክዳናን ሰውነትናን ፅቡቅ ጨና ንክህልዎና ዝገብር ጨና ዶ ይከውን?

እዚ አብ ምስሊ እንሪኦ ዘለና ንዝተፈላለዩ ርስሓት አብ ኢድና፣ አብ ገፅና መፅረጊ ዘገልግለና ዋይፕስ ዝተብሃለ ዶ ይኸውን?

እዚ ኣብ ምስሊ እንሪኦ ዘለና ጥንታዊ መሰረት ስልጣነ ዝኾነ ኣብ ኣኽሱም ከባቢ ዝርከብ ኣናእሽተይ ሓወልትታት ዶ ይኾን?

እዚ ኣብ ምስሊ ንሪኦ ዘለና ገዛ ናይ መስተን ምግብን ግልጋሎት ዝዋሃበሉ ቤት ምግብን መስተን ዶ ይኸውን?

እዚ ኣብ ምስሊ እንሪኦ ዘለና ቃላይ ኣብ ኸተማ ኣኽሱም ዝርከብ ንፀበል፣ ንምስታይ ኣገልግሎት ዝውዕል ማይ ሹም ዝበሃል ዶ ይኾን?

እዚ ኣብ ምስሊ ንሪኦ ዘለና መፅሓፍ ብፅጋዝኣብ ጎይትኦም ዝተፅሓፈ "ኣይወድኻን እዩ "ዝብል ኣርእስቲ ዘለዎ ኢ-ልበ ወለድ መፅሓፍ ክከውን ዶ ይክእል?

እዚ አብ ምስሊ እንሪኦ ዘለና መፅሓፍ ብመሓሪ የውሃንስ ገብሩ ዝተዳለወት ፅብቅቲ ናይ ትግራይ ሎምከ ናበይ እትብል ልብወለድ ዶ ትከውን?

እዚ ኣብ ምስሊ እንሪኦ ዘለና ንመጋየፅን መግለፂ ሃይማኖትን ኮይኑ ዘገልግልና መስቀል ንዝተባሃለ መዕነቒ ኾይኑ ዝጠቅም ክሪ ዶ ይከውን ?

እዚ ኣብ ምስሊ እንርእዮ ዘለና ኣቕሓ ንከም ኾፍ መበሊ ዘገልግለና ኣብ ዓብዪ ኽፍሊ ገዛ መንበሪ ዝቕመጥ ሶፋ ዶ ይኸውን?

እዚ ኣብ ምስሊ እንሪኦ ዘለና ተኽሊ ንጨጉሪ ንዝተፈላለዩ ባህላዊ ሕክምናታት ዘገልግል ናይ ተኽሊ ዓይነት ዕረ ዝብሃል ዶ ይኸዉን?

እዚ ኣብ ምስሊ እንሪኦ ዘለና ኣቕሓ ኣብ መንበሪ ገዛውትን ኣብ ቤት ፅሕፈትን ንዝተፈላለዩ ኣቑሑት መትሐዚ ዘገልግለና ኣቕሑ መትሐዚ ዝባሃል ዶ ይኸውን?

እዚ አብ ምስሊ እነሪኦ ዘለና ፅባቐ መሐለዊ ብፍላይ ንደቂ አንስትዮ ዘገልግል ፀጉረን ዝምሸጣሉ መመሸጢ ዝተባህለ ዶ ይኸውን?

እዚ ኣብ ምስሊ ንሪኦ ዘለና ናይ ስራሓቲ ውፅኢት ዕንጨይትን ናይ መመላክዕታትን ንስራሕ መፋለጢ ጌትነት ተበሂሉ ዝተሰየመ ስራሕ መፍለጢ ይከውን::

እዚ አብ ምስሊ እንሪኦ ዘለና ናይ ተኽልን አሕምልትን ዓይነት ዝኾነ ብጣዕሚ ሃናፂ ዝኾነ ምግቢ ንምግብነት ዘገልግል ፍረ ካሮት ዝበሃል ዶ ይኸውን?

እዚ ኣብ ምስሊ ንሪኦ ዘለና ናይ ኦርቶዶክስ ተዋህዶ እምነት ተጠቀምቲ ዝግልገልሉ ናይ እምነት ኣገልግሎት መሰረታዊ ኣገልግሎት ዶ ይኸውን?

እዚ ኣብ ምስሊ ንሪኦ ዘለና መጋየፂ ንዝተፈላለዩ ዕድመታት ንመርዓ፣ ንክርስትና እንጥቀመሉ መፀዋዕታ ዶ ይኸውን?

እዚ ኣብ ምስሊ እንሪኦ ዘለና ኣቦ ናይ ኦርቶዶክስ ሃይማኖት ተኸተልቲ ዝኾኑ ፈላሲ ክኾኑ ዶ ይኽእሉ?

እዚ ኣብ ምስሊ እንሪኦ ዘለና ዓይነት ተኽሊ ን ከም ምግብነት እዉን ኮይኑ ዘገልግል ንዝተፈላለዩ ዓይነት ሕማማት እዉን ከም መድሓኒት ኮይኑ ዘገልግል ሞሪንጋ ዝተብሃለ ተኽሊ ዶ ይኸዉን?

እዚ እንሪኦ ዘለና ምስሊ አብ ውሽጢ ናይ ኦርቶዶክስ ተዋህዶ እምነት ቤተ ክርስቲያን ዝርከቡ ምስልታት ናይ ዝተፈላለዩ ቅዱሳት ምስሊ ዶ ይኸውን?

እዚ ምስሊ እዚ መጋያፅን መመላኽዕን ዝጠቀም ናብ እድን እግርን ዝግበር ብውርጭን ቁርን ዝተገደአ ቆርበት ዘለሳልስ መማላክዒ ዶ ይመስለኩም ?

እዚ ኣብ ምስሊ ንሪኦ ዘለና መጋየፂ ኣብ ፅፍሪ ዝልከይ ዝተፈለላዩ ዓይነት ሕብሪ ዘለዎ ኣዝማልቶ ዝተባሃለ መማለኽዒ ዶ ይኸውን ?

እዚ ኣብ ምስሊ ንርኦ ዘለና ንመመቀሪ ዝጠቅመና ቅመም ናብ ሻሂ ናብ ዝተፈላለዩ ነገራት ዝኣትው ቅንፍር ዶ ይከውን ?

እዚ አብ ምስሊ እንሪኦ ዘለና ናይ አክሱም ዩኒቨርሲቲ እንኳዕ ብደሓን መፃኩም ዝብል መፋለጢ ናይ 2017 ዓ/ም ትምህርቲ አብ ዝጀመረሉ መፋለጢ ዶ ይኸውን?

ኣብዚ እንሪኦ ምስሊ ንዝትፈላለዩ ካብ ዝተፈላለዩ ናይ እኽሊ ዓይነታት ዝርከብ ንቐለብ እንስሳት ዘገልግል ሓሰር ዶ ይኸውን ?

እዚ አብ ምስሊ እንሪኦ ዘለና ናይ ስራሕ መፋለጢ ሃፍቶም ተባሂሉ ዝተሰየመ ስራሕቲ ጨጉርን ሓለዋ ቁኑጅናን ዶ ይክውን?

እዚ አብ ምስሊ እንሪኦ ዘለና መፅሓፍ ዊልያም ሺክስፔር ዝደረሶ ብሃይለ መለኮት መዋእል ብትግርኛ ዝተተርጎመ ኦቴሎ ዝተበሃለት ልበወለድ መፅሓፍ ዶ ይኸውን?

እዚ ኣብ ምስሊ እንሪኦ ዘለና ናይ መሳሪሒ ፅሕፈት ዝኾነ ንወረቀት መታሓሐዚ ዘገልግለና መታሓሐዚ ኢስተፕለር ዝተባሃለ ዶ ይከውን?

እዚ ኣብ ምስሊ ንርኦ ዘለና ንዝተፈላለዩ ነገር ኣጉልሁ ከርኢና ንጥቀመሉ መነፀሪ ዝኾነ መነፅር ዶ ይኸውን ?

እዚ ኣብ ምስሊ ንሪኦ ዘለና ኣቕሓ ንዝተፈላለዩ ምግብታት መቋፀሪ እንጥቀመሉ ዘገልግለና ኣጋር ዝበሃል ኣቕሓ ዶ ይኸውን?

ኣብዚ ምስሊ እንሪኦ ዘለና ቦታ ናይ መዛናግዒ ቦታ ኮይኑ መስተ ጥራሕ ዝሽየጠሉ መዛናግዒ ቦታ ቤት መስተ ዶ ይኸውን?

እዚ ኣብ ምስሊ እንርእዮ ዘለና ሰባት መንፈሶም ንምሕዳስ ኣካላዊ ብቕዓት ንምምፃእ ዝገብርዎ ምንቅስቓስ ናይ ስፖርት ዶ ይኸውን?

እዚ ኣብ ምስሊ እንሪኦ ዘለና ድማ ኣቕሽቲ ንዝንፀግ ፀበል እንዳባረኹ ዝንፅጉዎ ፀበል በዓል ጥምቀት ዶ ይኸውን?